እዚ እንሪኦ ዘለና ምስሊ ምስሊናይ መላእኽትን ቅዱሳንን እንትኸውን ኣብ ሃይማኖት ክርስትና ብተኸተልቲ ሃይማኖት ክርስትና ኣብ ክሳዶም ዝኣስርዎ እምነት እዩ።

መጋየፅን መመላክዕን እንትንብል እንተለና ሰባት ኣዝዮም ፀቢቖምን መልኪዖምን ንኽርአዩ ኣዝዩ ሰሓቢ ተኽለ ሰብነት ንኽህልዎም ካብ ዝገብር ነገራት እዩ፡፡ ንኣብነት ከም ኩሕሊ፣ ሒና፣ መስቀል ዝኣምሰሉ ነገራት ምጥቃስ ይከኣል እዩ፡፡

እዙይ ኣብ ምስሊ እንርእዮ ዘለና ምልክት ፍሉይ ምልክት ናይ ወልዋሎ ዓዲ ግራት ዩኒቨርሲቲ ክለብ ኩዕሶ እግሪ ፍሉይ ምልክቶም ወይ ድማ ኣርምኦም እዩ።

ተፈጥሮን ኣከባብን ክንብል ከለና ሓደ ቦታ ብዝተፈላለዩ ዓይነታት ሃፍትታት ተፈጥሮ ዝበልፀገን ዝተሸፈነን እንትኾን ንኣእምሮኻ ኣዝዩ ደስ ዝብልን ዕጋበት ዝፈጥርን ከባቢ ብዝተፈላለዩ ተፈጥሮታት ዝተሸፈነን እዩ፡፡

እዚ አብ ምስሊ እንሪኦ ዘለና ባህላዊ ቅዲ አከዳድና ደቂ አንስትዮ እንትኸውን መብዛሕትኡ ግዘ ከዓ ዓርሰን ንምግያፅን ንምፅብባቅን ባህልን ንምፍላጥን ዝጥቀማሉ ዓይነት ቅዲ አከዳድና እዩ።

እዚ ሜዳ እዙይ ናይ ወልዋሎ ዓዲግራት እንትከውን እዚ እንሪኦ ዘለና ተጫዋታይ ክዓ ናይ ወልዋሎ ዓዲግራት ተጫዋታይ እንትከውን ናይቲ ዕለት ብሉፅ ተጫዋታይ ተባሂሉ ዝተሸለመሉ ዕጥቂ የርእየና፡፡

እዚም እንሪኦም ዘለና አብ ዓበይቲ በዓላትን አብ ሃይማኖታዊ በዓላትን ብፅብል ንክሓልፍ ንክክበሩን ዓበይቲ ጥሩባታት እናነፉሑ እቲ በዓል ንክፅበል ንክገብሩ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ካፍቶም ዓይነታት ምግቢ ሓደ እንትከዉን ፉሉይ መፀዉዒኡ ከዓ በለስ ይብሃል። ብበዝሒ ከዓ ኣብ ከባብታት ዓዲግራት ዝርከብ እዩ።